ኣብ ትግራይ ካብ ዝነበሩ ጀጋኑ ናይ ጦር ኣዘንቲ እቶም ሓደ ኣሉላ ኣባነጋ እዮም። እዞም ናይ ጦር ኣዛዚ ካብ ትግራይ ሓሊፎም ኣብ ኢትዮጵያ ይኹን ኣብ ኣፍሪካ እቶም ብሉፅ ናይ ጦር ኣዛዚ ነይሮም።

ኣብ ቤተ ንባብ ብዙሓት መፀሓፍቲ ዘለውዎ ሐደ ተምሃራይ ብርሑቅ ኮፍ ኢሉ የንብብ እሎ ሓንቲ ህፃን ከዓ ደው ኢላ በትሪ መንበቢ ሒዛ ተንብብ እላ

እዞም ስደተኛታት ናብ ኤውሮጳ ክሰግሩ እንከለዉ ተዓጊቶም ናብ ገማግም ባሕሪ ሊብያ ይምለሱ ኣለዉ። ስደተኛታት ነቲ ሓደገኛ ጉዕዞ ባሕሪ ናብ ኤውሮጳ ንምስጋር ኣብ ሓደጋ ከእትዉ ዝደፍእ ቀንዲ ምኽንያት እንታይ ክኸውን ይኽእል?

ትግራይ ሚድያ ሃውስ ሎጎ። TMH ንማሕበረሰብ ትግራይ ዜና፣ ሓበሬታ፣ መዘናግዒ ዝህብ ትካል ሚድያ እዩ። ብቐንዱ ዜናን ሓበሬታን ኣየኖት መዳያት ከም ዝሽፈኑ ዘተኮረ እዩ?

አብ ትግራይ ካብ ዝርከባ ትካላተ ሓደ ትካል እግሪ ምትካል ትግራይ ኮይና እዚ አርማ ድማ ናይ ትካሎም መለለይ ወይ መግለፅ አርሞኦም እዩ።

ምህርቲ ዝራእቲ ብዓቢ ቅልጣፈን ብቕዓትን ንምፍጻም ይሕግዝ፣ እዚ ድማ ጉልበት ኣዝዩ ይንክዮ። እዚ ድማ ጸሓያዊ መዓልቲ ቀውዒ ምዃኑ ይሕብር። ዘመናዊ ማሽነሪታት ሕርሻ ኣብ ውሕስነት ምግቢ ዓለም ክሳብ ክንደይ ጽልዋ ኣሕዲሮም?

እዚ ኣብ ዓብይ ጎቦ ዝርከብ ቤቴክርስትያን ዘርኢ እዩ። ብዙሓት ሰባት፡ ጻዕዳን ሕብራዊን ክዳን ተኸዲኖም፡ ኣብ መንገዲ እምኒ ይንቀሳቐሱ ኣለዉ። ኣብ ማእከልን ላዕልን ብብዝሒ ህዝቢ ተዘርጊሑ፡ ብድሕሪኦም ድማ ዓቢ መንደቕ እምንን ቀጠልያ ኣግራብን ይረአ።

እዚ ኣብ ላዓሊ ዝርአ ዘሎ ምስሊ ቡዙሓት ዓይነታት ተኽሊ የርኤና ዋላ እኻ ኣንታሃለወ፤ እቲ ኣብ ከባቢ ዓዲግራት ብኣብዝሓ ዝፍለጥ ተኽሊ"ቆልቋል" ወይ" በለስ"ይባሃል።

እዚ ንሪኦ ዘለና አበ ኢትጲያ ካብ ዝርከቡ መራሕቲ ናይ ፓሎቲካ እዩ። ንነዊሕ ግዜ አብ ምክትል መጥላይ ሚኒስትር ዝስርሐ መራሒ ፖሎቲካ እዩ።

ናይ ክሳድ መሳቕልን ዝተፈላለዩ ናይ ቤተ ክርስቲያን መፃሕፍትን ይርአዩ ኣለዉ፡፡ እዞም ቀረባት መብዛሕትኡ ግዜ ኣብ ምንታይ ከባቢ ንመሸጣ ቀሪቦም ዝርከቡ ይመስለኩም?

ኣብ ኣኽራንን ደረቕን ዞባ ኣብ ዝርከብ ጎልጎል ዘይተወድአ ናይ ህንጻ ቦታታት ዘርኢ እዩ። ገሊኦም ድማ ኣብ ህንጸት ዝርከቡ ቅርጺ ዕንጨይቲ ኣለዎም። ኣካል ቅልጡፍ ዕብየት ከተማታት ኢትዮጵያ ክኾኑ ዶ ይኽእሉ?

ብፍሉይ ቁኖ፣ ሹፈንን መጋየፅታትን ዝወቀበት ሰበይቲ ሜስ ብብርለ ኣብ ኢዳ ሒዛ ትርአ ኣላ፡፡ እዛ ሰበይቲ ሜስ ኣብ ኢዳ ምሓዛ ንምንታይ ዕላማ ይመስል?

ሰባት ካብ ዕቋር ቃላይ ማይ እንትቀድሑ ይርአዩ ኣለዉ፡፡ ከምዚ ዝኣምሰለ ዝዓቖረ ማይ ንጥዕና ጐዳኢ እ ዩ፡፡ ካብዚ ፀገም ንምውፃእ እንታይ ክግበር ኣለዎ?

ኣብ ኢትዮጵያ ካብ ዘለዋ ጥንታውያን ናይ ብሕቲ ባንክታት ሓንቲ ዝኾነት ባንኪ ኣቢሲንያ ሎጎን ስምን ተሳኢሉ ኣሎ። እዚ ባንኪ እንታይ ዓይነት ኣገልግሎት ይህብ?

ናይ ኣምሓራ ገባር ደቂ ኣንስትዮ ይርአያ ኣለዋ፡፡ እዘን ደቂ ኣንስትዮ ርእሰን ልፃያታት እየን፡፡ ኣብ ትግራይ ደቂ ኣንስትዮ ርእሰን ኣይላፀያን፡፡ ኣብ ኣምሓራ ደቂ ኣንስትዮ ርእሰን ዝላፀያ ንምንታይ እዩ?

እዚ ኣብ ኣኽሱም ከተማ ዝርከብ ጣልያን ኣብ እዋን ወረራ ዘደራጀዎ መዘናግዒ ቦታ እዩ፡፡ ኢዛና መናፈሻ ድማ ይበሃል፡፡ እዚ መናፈሻ ኢዛና ዝተባህለ ስለ ምንታይ ይመስለኩም?

ኣብዚ ሕዚ እዋን ዝተፈላለዩ ዓይታት ዘለዎም ናይ ንህፃውንቲ ተባሂሎም ዝተሰርሑ ንህፃውንቲ ቆርበት ዝኾኑ ዝተፈላለዩ ከም ናይ ፀጉሪ ቅብዓት፣ ሎሽን፣ ቫዝሊን ብበዝሒ እናተሸጡ ይርከቡ።

እዛ ቦታ ኣብ ገጠራት ኢትዮጵያ ብፍላይ ድማ ኣብ ክልል ትግራይ ዝተቐመጠት ኮይና ዕለታዊ ህይወት ትገልጽ። ባህላዊ ክዳውንቲ፦ እቶም ኣብ ባህላዊ ክዳውንቲ ኢትዮጵያ ዝለበሱኣብ ካሊእ ቦታ ወይ ክልል ከ ይህልው ዶ?

እዚ ኣብ ጻዕዳ መድረክ ምርኢት ፋሽን ዘርኢ እዩ። ኣብ ቅድሚት ሓንቲ ሞዴል፡ጻዕዳን ጸሊምን ታሕተዋይ ክፋል ዘለዎ ጸሊም ክዳንን ቅርጺ ዘለዎ ክዳን ተኸዲና ትረአ። ኣብ ድሕሪት ካልእ ሞዴል ጻዕዳን ጸሊምን ነዊሕ ክዳን ተኸዲና ጻዕዳን ጸሊምን ታሕቲ ትረአ።

ዝተፈላለዩ ዓይነት መጋየፅታት ይርአዩ ኣለዉ፡ እዞም መጋየፅታት ብበዝሒ ደቂ ኣንስትዮ ዝጥቀማሎም እዮም፡፡ ኣብ ከባብና ግን ብዙሕ ልሙዳት ዝኾኑ ዓይነት ኣይኮኑ፡፡

ብቆርቆሮ ዝተሓፀረ ግቢ ኮይኑ ኣብቲ ግቢ ሰለስተ አቡዑርን ክልተ ሰባትን ኣብቲ ፀግዒ ቆርቆሮ ኣለዉ። እዚ ግቢ መህጠሪ አቡዑር ተባሂሉ ዝተሰርሐ ይመስል ግን ዝረአ ቀለብ እንስሳ የለን።

ዘመናዊ ሓደ ደርቢ ዘለዎ ገዛ ካብ ዕንጨይቲ ዝተሰርሐ ናይ ቅድሚት ማዕፆ ካብ ናይቲ መእተዊ ጸሊም ፍሬም ዘለዎም ገፊሕ መስኮታት ዘለዎ እንትከውን፣ ጽሩይን እዋናውን ልዕል ዝበለ መእተዊን መከላኸሊን ኣለዎ።

እዚ ኢንጀራ ምስ ጸብሒ ባህላዊ ምግብታት ኢትዮጵያን ኤርትራያን ዝጥቀሙሉ ባህላዊ ምግቢ እዩ ።እዚ ኢንጀራ እዚ ፀብሒ ገይሮም አብ ቦፊ ኮይኑ ዝተረፈ ኢዩ ዝመስል ።

እዚኦም ኣብ ፍሪጅ ወይ ኣብ መደርደሪ ድኳን ዝቐርቡ ዝተፈላለዩ ፍርያት ቸኮሌት እዮም። ካብዞም ዝራኣዩ ዘለው ቸኮሌታት ኣየነይቲ እያ ትፈትውዎም ወይ ትመርፅዋ?

ኣርማ ኢንተርፕራይዝ ኣገልግሎት ኣውቶቡስ ከተማ ኣንበሳ ተራእዩ ኣሎ። እቲ ኣርማ ድማ ኣንበሳ ንቕድሚት ዝዘለለ ክቢ ቅርጺ ዘለዎ ኮይኑ፡ ብኣምሓርኛ ድማ "ኣንበሳ" ዝብል ቃል ዘለዎ እዩ። ቀንዲ ኣገልግሎት ኣንበሳ ኣውቶቡስ እንታይ እዩ?

እዚ ኣብ ቅድሚ መዕርፎ ነፈርቲ ኣኽሱም ደው ኢሉ ዝተቐርጸ ሓወልቲ ንጉስ ሃይለስላሴ የርኢ። እቲ ሓወልቲ ኣብ ልዕሊ በትሪ ደው ኢሉ ዝነበረ ዓቢ ስእሊ ዝገልጽ ኮይኑ፡ ኣብ ታሕቲ ብብርሃን ፊደላት ዝተጻሕፈ መግለጺ ኣለዎ።

ብዙሓት ፍረታት ዝጨኑ ሳሙናታት (ቀጠልያን ኣራንሺን ሳንዱቕ) ኣራንሺ፣ ለሚንን ጸባን ዝሓዘ እዩ። ምርጫታትን ዓይነታትን ሳሙና ንጽሬት ከባቢ ክሳብ ክንደይ ይጸልዎ?

ኣብ ኢትዮጵያ ካብ ዝርከቡ ጋዜጣታት እቲ ሓደ እንትኸውን ብገቢዎች በዓል መዚ ዝዳለው ኣብ ህሉው ኩነታት ገብን ወጭን ሀገርና ኢትዮጵያ ዘቅርብ እዩ።

ኣብ ንጹር ብርጭቆ መስተ ናይ ስዋ ይርአ። ኣብ ከባቢኡ ቀጠልያን ሰማያውን ሕብሪ ዘለዎ ቆጽሊ ተኽሊ ይርአ፣ እዚ ድማ ተፈጥሮኣዊ ከባቢ ምዃኑ የመልክት። እቲ ብርጭቆ ቀጢንን ነዊሕን ኮይኑ፡ ኣብ ድሙቕ ብርሃን ድማ ብንጹር ይርአ።

ኣብዚ ካብ ዕንጨይቲ ዝተሰርሐ ሳንዱቕ ብኮሚደረ ዝተመልአ እዩ። እቲ ኮሚደረ ዝተፈላለየ ሕብሪ ዘለዎ ኮይኑ፡ ገሊኡ ቀጠልያን ብጫን ክኸውን ከሎ፡ገሊኡ ድማ ቀይሕን ቡናዊን ኮይኑ፡ ዝተፈላለየ ደረጃ ምብሳል ዘመልክት እዩ። እቲ ኮሚደረ ክቡብ ቅርጺ ዘለዎ ኮይኑ ብቐረባ ዝተደራረበ እዩ።

እዚ ዝተፈላለየ ሕብርታትን ዓይነትን ዘለዎ ብርጭቆ ቢራ የርኢ። እቲ ኻብ ፈኲስ ወርቃዊ ኽሳዕ ጸሊም ኣምበር ዝበጽሕ ዝተፈላለየ ዓይነት ሕብሪ ዘለዎ እዩ ።

ተስፋይ ስራሕቲ ፀጉሪ ደቂ ተባዕትዮ ዝብል መፋለጢ ኣብ በሪ ይርአ ኣሎ፡፡ መፋለጢ እንታይ ዓይነት ግልጋሎት ወይ ምህርቲ ከምዘሉ ንምፍላጥ ጠቓሚ እዩ፡፡

ገጽ ሓንቲ ጓል ኣንስተይቲ፡ ብናይ ርእሲ መሸፈኒዝተሸፈነት፡ ኣብ ድሕሪት ድብዝዝ ዝበለ ምልክት ናይ መዕቆቢ ኬንዳ ይረአ። ብዘጋጠመ ሕጽረት ምግብን ምክፍፋል ረድኤትን ዘተኮረ ትዛረብ ዘላ ትመስል፡ ብሰንኪ ዘይግቡእ ምክፍፋል ሓገዝ ዘስዕቦ ጸገማት ዘርኢ ዶ ወይ ይኾን?

ቀይሕ ወይ ቡናዊ እኽሊ/ጣፍ ኣብ ግራት ምስ ቁጥቋጥ ኣብ ድሕሪት፣ ንፋስ ክነፍስ ከሎ ርእሲ እኽሊ ማዕበል ከወዛውዞ ይረአ ኣሎ። ዓይነት እኽሊ ንብድሆታት ድርቅን ካልእ ለውጢ ክሳብ ክንደይ ይጻወር?

ኣብ ክልል ትግራይ ኣኽራናት ገርዓልታ ዝርከብ ብከውሒ ዝተቖርፀ ቤተ ክርስቲያን ዝርአ እዩ። እቲ መናድቕ ብሕብራዊ ስእልታት ቅዱሳን ዝተሸፈነ እዩ። ብጸጋም ስእሊ ሰብ ኣሎ፣ እቲ መናድቕ ድማ ጥንታዊ ቅርጺ ኣኻውሕ፣ ቤተ ክርስቲያን እንታይ ትበሃል?

ናይ ጭቃ እቶን መሰንከቲ እንጀራ ኮይኑ፡ ኣብ ጎድኑ ሓደ ሰብ ኮፍ ኢሉ ይረአ። እዚ ባህላዊ ኣሰራርሓ ኣብ ገጠራት ኢትዮጵያ ልሙድ እዩ። እዚ እንታይ ዓይነት ምግቢ እዩ ንምብሳል ዝውዕል እዩ?

ከልቢ ካብ እንስሳት ዘቤት ሓደ እዩ። ከልቢ ንዝተፈላለዩ ናይ ፖሊስ ስራሕትታት ንምሕጓዝ ብጣዕሚ ጠቃሚ እዩ። ከልቢ ካብ እንስሳት እቲ ተኣማንን ሓላዊ መዕበይትኡን እዩ።

ስእልታትን ቪድዮታትን ንምእንጋድን ንምክፋልን ዝሕግዝ ህቡብ ናይ ኦንላይን መድረኽን ማሕበራዊ መራኸቢታትን እዩ። ፍሊከር ተጠቀምቲ ምስ ካልኦት ሰኣልቲ ንኽራኸቡን ሓሳባት ንኽለዋወጡን ብኸመይ ይሕግዞም?

እቲ ጌጽ ኣብ ክሳዱ ንምእሳር ዝሕግዝ ገመድ ዘለዎ ኮይኑ ብቀይሕ ሪባን ዝተሰለመ እዩ። ብሓፈሻ እዚ ጌጽ እዚ ንበዓላት ወይ ንመርዓ ዝኸውን ምዕሩግን ዓይኒ ዝማርኽን ባህላዊ ጌጽ እዩ። ኣብ ከባቢና ዝተለመደ መመላኽዒ ዶ ይኾን?

ሓሰር ኣብ ከበሳታት ኢትዮጵያ ልሙድ ልምዲ ኮይኑ፡ ሕርሻ ጥሪት ብሰፊሑ ዝረአ ኮይኑ፡ ሓሰር ኣብ እዋን ደረቕ ከም ቀለብ እንስሳታት ይጥቀሙሉ። ኣብዚ ገጠር ሕርሻ ጥሪት ክሳብ ክንደይ ኣገዳሲ እዩ?

ሰባት ኣብዚ ሕዚ እዋን ዝራእቶም ብዘበናዊ መንገዲ ብመኪና እናዓፀዱን እናወቅዑን ካብ ብክነት ዝራእቲ እናተከላከሉ ይርከቡ። ኣብ ንስኹም ከ ሰባት ብዘበናዊ ክጥቀሙ ኣበራትዑ።

ዘመናውን ምቹውን ናይ ቤት ጽሕፈት መንበር ዘርኢ እዩ። እቲ መንበር ግራጭ መትረብ ድሕሪትን መንበርን ዘለዎ ኮይኑ፡ ኣብቲ ጠረጴዛ ኮምፒተርን ክልተ ላምባታትን ኣለዉ። እዚ ፍሉይ መንበር ኣብ ኣፍራይነት ኣብ ስራሕ ቦታ እንታይ ጽልዋ ክህልዎ እዩ ትብሉ?

ኣብ ኢትዮጵያ ካብ ዝርከባ ሃይማኖታት ሓንቲ ዝኮነ ኦርቶዶክስ ተዋህዶ ክርስትያን ኣብ ውሽጢ ቤተ-ክርስትያን ኣመንቲ ፃዕዳ ባህላዊ ክዳን ተከዲኖም ጡዋፍ ኣብርሆም ፆሎት እንዳገበሩ እዮም።

እዚ ኣብ መንደቕ ዝተሰቕለ ዓቢ ቀርኒ እንስሳ ዘርኢ እዩ። እቶም ቀርኒ ነዊሕን ንላዕሊ ዝጠመቱን ብሰንጠረዥ ቅርጺ ዘለዎም እዮም። ኣብ ታሕቲ ኣብ መሬት ዓሪፎም ኣለዉ፣ ኣብ ትሕቲ ቀርኒ ኣብ መሬት ብንጹር ዝተጻሕፈ ወረቐት ኣሎ።

ኣብ ቤት ዕዮታት መንግስቲ ይኹን ናይ ግሊ ቤት ዕዮታት ኣተሓሕዛ ሰነዳት ይኹን ፋይላት ብኣግባቡ ክኸውን ይግባእ። ምክንያቱ ድማ እቶም ዘቀመጥዎም ሰራሕተኛታት ብቻ ኣብዚ ቤት ዕዮ ነበርቲ ስለዘይኾኑ ዝመፅኣ ሰራሕተኛ ብቀሊል መንገዲ ንክጥቀምሎም።

ኣብ ትግራይ ካብ ባህላዊ ምግቢ ሓደ ዝኮነ ሕብሽቲ እንትከውን፣ ካብ ሑሩጭ ተለዊሱ ብሃፋ ማይ ዝስንከት ብጣዕሚ ደስ ዝብልን ጡዑም ምግቢ እዩ።

እዚ ከም እንዕዞቦ እዚ ኣብ ግራውትን ፋሕ ዝበለ ኣእዋምን እተጠዋወየ ፅርግያ ዘለዎ ገጠር ሰፊሕ ትርኢት የርኢ። እዚ ገጠራት ወይ ከበሳታት ዝመስል ገጠራት እዩ።

እዚ ክልተ ሰባት ባህላዊ ክዳን ተኸዲነን ኣብ መንበር ኮፍ ኢለን የርኢ። ክዳውንተን ጻዕዳ ኮይኑ ባህላዊ ሰማያውን ቀይሕን ሪባን ኣለዎ። ኣብ ኢደን ሕንባሻ መግብን ሒዞን ባህላዊ መግቢ ይበልዓ ከምዘለዉ ዘመልክት እዩ። ኣብ ልዕሊኡ ድማ ከም መጋየፂ ስልማትወርቂ ገይረን ኣለዋ።

ዝተዓሸገ ፌስታል ናይ ህጻናት ዳያፐር ዘርኢ እዩ። ሕብሪ ናይቲ ቦርሳ መብዛሕትኡ ግዜ ሮዛ እዩ፣ ከምዚ ዝኣመሰለ ጡጥ ዝመስል ዳያፐር ንጥዕና ቆርበት ህጻናት እንታይ ረብሓ ኣለዎ?

ኣብ ሃገርና ኢትዮጵያ ካብ ዝርከቡ ብሉፃት ጉየይቲ ደቂ ኣንትስዮ እታ ሓንቲ ደራርቱ ቱሉ እንትኸውን ኣብ ክልል ኦሮሚያ ብሽማ ዝፅዋዕ መሰልጠኒ ማእከል ኣብ ምምራቅ እዩ።

ጸሊም ቡናዊ ዕንጨይቲ ካቢነ/መደርደሪ መጻሕፍቲ ዘርኢ እዩ። እዚ ውፅኢት ፈርኒቸር እዚ ንቤት ጽሕፈት ወይ ንመኽዘን ሰነዳትን ንዋትን ዝውዕል ይመስል። ቀንዲ ዕላማ ናይቲ ካብኔት እንታይ እዩ ትብሉ?

ካብ ዓይነታት ፀወታ እቲ ሓደ ጆተኒ እንትኸውን ከም ኣብ ሜዳ ዘለዉ ተጫወትቲ ብክልተ ጉጅለ ተከፊሎም ዝፃወትሉ ደርቢ ዓይነት ፅዋታ እዩ።

እዚ ኣብ ልዕሊ ጸሊም ጨርቂ ዝተዘርግሐ ባህላዊ ጌጽ እዩ። ኣብ ላዕሊ ሕብራዊ ሰንሰለታዊ ስልማት፣ ኣብ ማእኸልን ታሕትን ባህላዊ ናይ መንጠልጠልን ኣምባርን ብፃዕዳን ሕብራዊን ይርከቡ። ገሊኡ ኣብ ማእከሉ ቀይሕ ዕንጨይቲ ኣብ ገሊኡ ድማ መስቀል ኣለዎ።

ኣብ ትግባይ ካብ ዝርከቡ ናይ ሚዲያ ትካል ሓደ እንትኸውን ኣብዚ ሕዚ እዋን ካብ ኣብ ናይ ህዝቢ ትግራይ ሽግራትን ፀገማትን ምፅብፃብ ሓዲጎም ከም እዞም ኣብ ኢትዮጵያ ዝርከቡ ሚዲያታት ጥራሕ ናይ መንግስቲ ኣጀንዳ ብቻ ኣብ ምዝጋር ይርከብ።

እዚ ዘመናዊ ናይ ስራሕ መደበር ቤት ጽሕፈት እዩ። ብዙሓት ሰባት ኣብ ሓደ ቦታ ምእንቲ ኺሰርሑ ብዙሓት ናይ ስራሕ ሰደቓታት ብሓደ ተጠርኒፎም እዮም።

ኣብ ቅድሚት መሶብ ዝመስል መንጸፍ ሓሰር ኣብ መሬት ተዘርጊሑ ኣሎ፣ ኣብ ልዕሊኡ ድማ ካብ ጭቃ ቡን ዝተሰርሐ ኩባያታትን ካልኦት ንኣሽቱ መሶባትን መንበርን ኣሎ። ባህላዊ ስነ-ስርዓት ቡን እውን ከጠቓልል ይኽእል እዩ። እቲ "ቺክ" ዝብል ቃል እንታይ የርኢ?

ኣብ መሰረት ቆጽሊ ንኣሽቱ ቀጠልያ ቅርጺ ዛዕጎል ዘለዎም ዕምባባታትን ዘይበሰሉ ፍረታትን ይበቁሉ። እዚ መድሃኒታዊ ተኽሊ ንምቺ መድሓኒትን ድቃስ ምስኣን ናይ ምፍዋስ ዓቕሙ ኣብ ባህላዊ ሕክምና ክሳብ ክንደይ ተቐባልነት ረኺቡ?

ኣብ ኢትዮጵያ ኣብ ስራሕ ካብ ዝርከቡ ናይ ትራንስፖርት ዓይነታት እቲ ሓደ ብኤሌትሪክ ዝሰርሕ መንገዲ ባቡር እንትኸውን ንናይ ኣዲስ ኣበባ ነበርቲ እውን ብቅናሽ ዋጋ ኣብ ምግልጋል ይርከብ።

ውሽጣዊ ክፍሊ ናይ ሓደ ሳሎን ጽባቐ። ሓደ ሰራሕተኛ ጸጉሪ ርእሲ ኣብ ጸጉሪ ሓደ ዓሚል ክሰርሕ ይረአ። ኣብቲ ቦታ መንቀጽ ጸጉሪ፡ መንበር ጸጉሪ ርእሲ፡ መስትያትን ካልእ ፍርያት ጸጉርን ይርአ። ዓሚል እንታይ ዓይነት ጸጉሪ ርእሲ ይረክብ ኣሎ?

ንመጓዓዝያ ካብ እንጥቀመሎም ጋሪታት እንትኸውን ጋሪ ንማይ መማላለሲ እውን ይኸውን እዩ። ኣብ ሓደሽቲ ሳይታት ሰባት ንህንፃታቶም መስርሒ ብጋሪ ማይ ብምዕዳግ ይጥቀሙ።

ጠላ/ስዋ ዝበሃል ባህላዊ መስተ ኣብ ባህላዊ ድስቲ ጭቃ (ዕትሮ) ይፈስስ ኣሎ። እቲ መስተ ኣብ ጸሊም ጀርካን ይፈስስ ኣሎ፡ እዚ ድማ ብፎም ዝተመልአ እዩ። እዚ መስተ እዚ መብዛሕትኡ ግዜ ብኸመይ እዩ ዝዳሎ፧

ንሱ ድማ እኩብ ዝበሰለ ጸሊም ወይኒ የርኢ። ምስቲ ወይኒ ጎኒ ጎኒ ቀጠልያን ቀይሕን ቆጽሊ ይረአ። እዚ ወይኒ እዚ ወይኒ ንምስራሕ ይጥቀሙሉ ድዮም?

ሰባት ስራሕቶም ንምቅላል ዝተፈላለዩ መሳርሕታት ብቀሊል መንገዲ ካብ ዝተፈላለዩ ዓይነታት እናሰርሑን እናፈብርኩን ይርከቡ። ካብኣቶም ድማ ንለሚን መፅመዒ ዝጠቅም ካብ ጎማ ተሰሪሑ ኣሎ።

ዘብረቕርቕ ሕብራዊ መሸፈኒ ዘለዎም ዝተፈላለዩ ከረሜላታት ይርአዩ ኣለዉ፡፡ እዞም ከረሜላታት ብዘብለጭልጭ መሸፈኒ ዝተሽፈኑሉ ዋና ምኽንያት ንህፃውንቲ ሰሓብቲ ምእንታን ክኾኑ እዩ፡፡

ባህላዊ ምግቢ ኢትዮጵያ ኮይኑ፡ ልሙድ "ማሃባራዊ" ወይ "በያነቱ" ተባሂሉ ይጽዋዕ። ኣብ ብያቲ ዝተዘርግሐ እንጀራ ኮይኑ፡ ምስ ዝተፈላለየ ምግቢ ስጋ (ከም ቀይሕ ፀብሒ ) ከምኡ’ውን ምናልባት ምስ ኣሕምልቲ ይቐርብ። ኣብ ማእከል እቲ ድስቲ ዝበሰለ እንቋቑሖ ይርአ ኣሎ።

ካብ ሴራሚክ ንብረት ዝተሰርሐ ርብዒ ኩርናዕ ጻዕዳ ጽላት የርኢ። ኣብ ኩርናዓት ድማ ብቐይሕ ጽጌረዳን ቀጠልያ ቆጽልን ዝተሰለመ ጽቡቕ ዕምባባዊ ዲዛይን ተቐቢኡ ኣሎ። ኣየናይ እዩ ንመዓልታዊ ኣጠቓቕማ ወይ ንፍሉይ ኣጋጣሚታት ዝያዳ ተፈታዊ?

ከም እኒ ፓስታ ዝኣምሰሉ ዝተዓሸጉ ዝተፈላለዩ ዓይነት ምግብታት ይርአዩ ኣለዉ፡፡ ዕሹጋት ምግብታት ምምጋብ ኣብ ጥዕና ዘምፅኦ ኣሉታዊ ሳዕቤን ኣሎ ዶ?

ካብ ሕምብርተን ከባቢ ንላዕሊ ዳርጋ ዕርቃነን ዝኾና ብዝተፈላለየ መጋየፂ ዝወቀባ ኣዋልድ ዝኾነ ብሄረሰብ ይርአያ ኣለዋ፡፡ እዘን ኣዋልድ ከምዚ ክኾና ዝኸኣላ ክዳን ስኢነን ዶ ይመስለኩም?

እቲ ኢደ ጥበብ ዘደንቕ ባህላውን ሃይማኖታውን ቅርስታት ኢትዮጵያ ዘንጸባርቕ ኮይኑ፡ ንበጻሕቲ ዓዲ ከም መዘከርታ ይሽየጥ። ቅልጡፍ ሕቶ፡ እዞም ቅርጻታት ኣብ ቁጠባን ባህልን ኢትዮጵያ ክሳብ ክንደይ ኣበርክቶ ኣለዎም?

ኣብ ኢትዮጵያ ኣብ ዝሓለፉ ዓመታት ብሚልዮናት ዝቑጸሩ ሰባት ብሰንኪ ግጭት፣ ድርቂ፣ ካልእ ምኽንያታት ሓገዝ ምግቢ ከምዘድልዮም ይግለጽ/ይፍለጥ እዩ። ኣብዚ ናይ ምግቢ ሓገዝ ብቐንዱ ንኣየናይ ጉጅለ ህዝቢ (IDPs፣ ነበርቲ እቲ ከባቢ፣ ወይ ንኽልቲኦም) ዝዓለመ እዩ?

እዚ ኣብ ጻዕዳ ሰሌዳ ብኢድ ዝተጻሕፈ ጽሑፍ የርኢ። ኣብ ማእከላይ ክፋል ድማ ኣጀንዳ ንግሆ ዝብል ተጻሒፉ ኣሎ። እቲ ሓፈሻዊ ስእሊ ክፍልን ነጥብታት ትምህርትን ዘርኢ እዩ።

ደቂ ኣነስትዮ ኣብ ዓበይቲ ብረድስቲ ምግቢ የብስላ ኣለዋ፡፡ ኣብ ከባቢአን ድማ ደቂ ተባዕትዮ ይርአዩ ኣለዉ፡፡ ምግቢ ብኸምዚ ኣገባብ ዝዳሎ ንምንታይ እዩ?

ኣብዚ ዘሎ ሰብኣይ ንጐድኒ ኮፍ ኢሉ ኣሎ። ጸጉሩ ኣብ ልዕሊኡ ብስጡምን ዕግርግርን ቅዲ ዝተሰርሐ ኮይኑ፡ ብጎኒ ግን ኣዝዩ ሓጺር ዝተቖርጸ እዩ። ጸጉሩ ብላዕሊ ጸሊም ኮይኑ፡ ብጎኒ ግን ብቐሊሉ ዝተቖርጸ እዩ። ሸሚዝ ተኸዲኑ ኣሎ።

ኣብ ሽሉም መቐመጢ ዝተቐመጠት ጀበና ትርአ ኣላ፡፡ ናይ ቡን ነገር መግረሚ እዩ፡፡ ንቡን ፍልይ ዝበለ ምምልካዕን ክብርን ዝግበረሉ ንምንታይ ይመስለኩም?

ኣብ ሸሎኻ ዝተቐድሐ ስዋ ዝሓዘ ሰብ ይርአ ኣሎ፡፡ ስዋ እንተዘይፀርዩ ጉዕሽ ይበሃል፡፡ እንተፀርዩ ድማ ፅራይ ይበሃል፡፡ ኣብ መንጐ ጉዕሽን ፅራይን ዘሎ ኸ እንታይ እናተባህለ ይፅዋዕ?

እዚ ፋብሪካ ኣብ ደረቕን ሑጻን መሬት ዝርከብ ኮይኑ፡ ብድሕሪት ሰማያዊ ቆርቆሮ ዘለዎም ህንጻታት ኣለዉዎ። ኣብ ታሕቲ ሓያሎ ሰባትን ውሑዳት መካይንን ደው ኢሎም ይረኣዩ፡ ኣብ ኢትዮጵያ ካብ ዘለዉ ዓበይቲ ፋብሪካታት ሲሚንቶ ሓደ ድዩ?